ነብሪ ካብቶም ናይ በረኻ እንስሳት ዝበሃሉ ሓደ እዪ። ነብሪ ዝኮነ ነገር መፍለዪ ነገር አለዎ ንሱ ድማ ብቅልጣፈኡ እዪ ።

ፉሉጣት ሰባት ዝኾነ ነገር ከፋልጡ ወይ ድማ ሓዱሽ ነገር ሒዞም ንህዝቢ ክቐርቡ ከለው ዝተፈላለዩ ኣብነት ብምሃብ ትሰብ ክገዝኦም ወይ ድማ እቲ ነገር እሱ ተጠላብነት ክህልዎ ይገብሩ፡፡

ትምህርቲ ንወዲ ሰብ ኣዝዩ ብዙሕ ጥቕሚ ኣለዎ፡፡ ከምቲ ወረጃታት ወለድና ዝገለፅዎ ድማ ከምቲ ኣብቲ ምስለኦም ዝገለፅዎ ዘይተወቕረን ኣይጥሕን ዘይተማህረን ኣየድሕን እዩ ሞ ትምህርቲ ኣዝዩ ጠቓሚ እዩ፡፡

ደፍተር ወይ ድማ መዘክር እዚ ዝተፈላለየ ዝተዓዘብናዮ ነገር ኣብኡ ንክንፅሕፍ መዓልታዊ ዉዕሎና ወይ ኣብ ሂወትና ዘጋጥሙና ነገራት ንከይንርስዖም ኣብ ሓንጎልና ዘለዉ ነገር ንክንፅሕፍ ይጠቅመና።

ሕልበት ኣብ ከባቢ ትግራይ ዝብላዕ ፃዕዳ ዝሕብሩ ፍሉይ መቐረት ዘለዎ ምግቢ እዩ፡፡ እዚ ድማ መብዛሕትኡ ጊዜ ኣብ ፆም 40 ወይ ድማ ኩስሚ እናበልና ኣብ ንፅውዖ በዓላት ዝስራሕ ምግቢ እዩ፡፡

ቀይሕ ፀብሒ ካብቶም ዓይነታት ምግብታት ሓደ ኮይኑ በርበረ ፣ሽጉርቲ ኮታስ ዝተፈላለዩ ቅመማቅመም ምስ ስጋ ብምሕዋስ ድማ ፍሉይ መቀረት ንኽህልዎ ይገብረልና።

ስሚንቶ ካብቶም ህንፃ ንምስራሕ ዝጠቕሙና ዓውደ ኣካላት እዩ፡፡ ስሚንቶ ካብ ብዙሓት ባእታታት ድማ ይስራሕ፡፡ ስሚንቶ ገዛ ንምልሳን፣ ገዛ ቀልጢፉ ንኸይፈርስ ኣጥቢቑ ናይ ምትሓዝ ተኽእሎ ኣለዎ፡፡

መቕድሒ ካብቶም ናይ ገዛ እንጥቀመሎም አቁሑት ሓደ እዩ:: መቕድሒ ንብዙሕ ይጠቕመና ካብአቶም ድማ ማይ ንምቅፃይ ፣ዝስተ ማይ ኣብኡ ጌርና ንምስታይ ፣ ወዘተ።

መዝናነይ ቦታ መናእሰያት ኣብ ሕማቅ ቦታታት ማለት እውን ኣብ እንዳ ጫት ኣብ እንዳ ሽጋራ ከምኦም ዝበሉ ሕማቃት ወልፊ ዘትሕዙ ቦታታት ካብኦም ሪሒቁም ኣብዚ መዝናነይ ቦታ ኣእምሮኦም እናሐደሱ ንኽዕልሉ ይሕግዞም ።

ቀላሚጦስ ኣብነት እፅዋት እዩ። ቀላሚጦስ ብዙሓት ረብሓታት የወፍየልና እዩ። ካብቶም ረብሓታቱ ድማ መፅለሊ፣ ዝተፈላለዩ ነገራት ካብኡ ንምስራሕ ንኣብነት ከም ወንበር ዝበሉ።

ኣራንሺ ካብቶም ዉፂኢት ፍረምረ ሓደ እዩ። ኣራንሺ ዉን ካብ ለሚን ብቅርጹ ዕብይ ዝበለ እዩ። መብዛሕቱኣኡ ግዜ ኣብ ከባቢ ተምቤን ድማ ይርከብ።

ኣብ ሃገርና ኢትዮጵያ ኣብዚ ሐዚ እዋን ኣብ መፋለጢ ተዋፊሮም ዝርከቡ መብዛሕቲኦም ተፈለጥቲ ሰባት ኮይኖም ኣብ ተዋስኦ ዓለም ዝርከቡ ሰባት እዮም።

ጉዕዞ ማለት ካብቶም ብደሌትና ሓደ ቦታ ናብ ካሊእ ቦታ እንገብሮ ምንቅስቃስ እዩ። ኣብ እዋን ጉዕዞና ብዙሓት ነገራት ከጋንፉና ይክእሉ እዮም።

ክራር ካፍቶም መሳርሂ ንብሎም ሓደ እዩ። ክራር ካብ ኦም ብምፅራብን ክርታት ብምፍሓሥን ዝስራሕ መሳርሒ ሙዚቃ እዩ።

ኣብ ስድራ እንድሕር ደኣ ወለዲ ወይ ድማ ኣቦን ኣዶን ንደቆም ሓብሒቦም ብፅቡቕ ስነ-ምግባር እዕብየምዎም እቶም ቆልዑ ፅቡቕ ስነ-ምግባር ተሃኒፆም ንሃገሮምን ንህዝቦምን የገልግሉ፡፡

ሃይማኖት ሂንዲዝም ኣብ ከባቢ ህንዲ ፍሉጥ ዝኾነ ሃይማኖት እዩ። እዚ ሃይማኖት መፈለምትኡ ኣብ ሩባ ሂንዱስ ብምግባር ሕዚ ኣብ መላእ ዓለም እንዳተስፋሕፈሐ ይርከብ።

መብዛሕትኡ ግዜ ክንሪኢ ከለና ኣብ ናይ መፀባበቂንመማላክዕን ዘፋልጣ ደቂ ኣንስትዮ እየን። እዚ ድማ ደቂ ኣንስትዮ ሞዕሩጋትን ምልኩዓትን ምኳኑ የሪኤና።

ኣብ ስድራ እቲ መወዳእታ ዝውለድ ቆልዓ ሕሳስ ልደ ይባሃል፡፡ ሕሳስ ልደ ካብ ዓበይቲ ኣሕዋቱ ሕማቕ ይኹን ፅቡቕ እናራኣየ ዝዓቢ ቆልዓ እዩ፡፡

ብዜና ኣቢልና ብዙሕ ሓበሬታ ክንረክብ ንኽእል፡፡ ዓለምና ከመይ ኩነታት ኣላ፡፡ እንታይ ሓዱሽ ነገር ከ ይከናወን ኣሎ፡፡ እንታይ ሓዱሽ ነገር ከ ተፈጢሩ ዝብሉ ነገራት ብመልክዕ ዜና ኣቢልና ክንሰምዕ ንኽእል ኢና፡፡

ሞተር ሳይክል ሓንቲ ኣብነት ናይ ተሽከርከርቲ እያ፡፡ ሞተር ሳይክል ካብ ብሽክልታ ዝፈልያ ድማ ብሽክልታ ጎማኣ ብምንፋሕ እንጥቀመላ እንትትከውን ሞተር ሳይክል ግን ከምተን ካልኦት ተሽከርከርቲ ነዳዲ እትምላእ እያ፡፡

ቅርሺ ካብቶም መተዓዳደግቲ ዝኾኑ ነገራት ሓደ እዩ፡፡ ቅርሺ ድማ ከካብ ሃገሩ ይፈላለ እዩ፡፡ ከም ኣብነት ናይ ኢትዮጵያ ቅርሺ ብር እንትበሃል ናይ ኣሜሪካ ድማ ዶላር እናተባህለ ይፍለጥ፡፡

ባንዴራ ንሓንቲ ሃገር ምልክት እዩ። ንኣብነት ናይ ኢትዮጵያ ባንዴራ እንተሪኢና ሰለስተ ሕብርታት ኣለዎ። ቆፃል፣ ብጫ ፣ቀይሕ ንሳቶም ድማ ነናይ ባዕሎም ትርጉም ኣለዎም። ንኣብነት ቆፃል ሓምለዋይ ናይ ልምዓት ምልክት፣ ቡጫ ብርህ ተስፋ ፣ቀይሕ ከዓ ናይቶም ዝሞቱ ስውኣትና ደም የሪኤና።

ፃሕሊ ካፍቶም ባህላዊ ናይ ገዛ አቁሑ ንብሎ ሓደ እዩ፣ ፃሕሊ ካብ ውፅኢት ስራሕቲ ሸኽላ ድማ እዩ፣ ፃሕሊ ካብ ሓመድ ዝስራሕ ዓይነት ናይ ገዛ አቅሓ እዩ ።

ዕሹግ ማይ ሓደ ኣብቲ ሓፈሻዊ ሹቕ ወይ ድማ ኣብ ሱፐርማርኬት ኣቕሑት ካብ ንረኽቦም ምህርትታት ሓደ እዩ፡፡ ዕሽግ ማይ ማይ ተፃርዩ ብደንቢ ክሎሪን ተሓዊስዎ ዝተፈላለዩ ካልኦት ነገራት ተሓዊሰምዎ ኣብ ሃይላንድ ብምዕሻግ ዝሽየጥ እዩ፡፡

አብ መዝናነዪ ቦታ ከይድና መንፈስና ክነህድስ ንኽእል ኢና። ምክንያቱ ድማ እቶም መዝናነዪ ቦታታት ንደቂ ሰባት መንፈስ ንምህዳስ ንምርግጋእ ተባሂሎም ዝተሰርሑ ስለ ዝኾኑ።

ጫማ ንወዲ ሰብ ቡዙሕ ጥቅም ኣለዎ ። ካብቶሞ ጥቅሚታት ድማ ወዲሰብ እግሩ ካሎኦት በላሕት ነገራት ዕሾክ ሕማቅ ነገራት ይካለከሎ፡፡

ሃይማኖት እስልምና ድሕሪ ኽርስትና ብዙሓት ሰዓብቲ ዘለዉዎ ሃይማኖት እዩ ።እዚ ሃይማኖት እዚ ብነብዩ መሓመድ ዝተባህለ ሰብ ድማ ተኣታትዩ። ብሻብዓይ ክፍለዘመን ናብ ዓለምና ተኣታትዩ።

ሓደ ሰብ ኣብ ሃይማኖቱ ፅኑዕን ቡርትዕን እንተኮይኑ ኣብ ካሊእ ናይ ሂወቱ ንጥፍታቱ ዉነይ ፅኑዕን ቡርቱዕን ኢዩ፡፡ ምክንያቱ ድማ ሃይማኖት ንናይ ወዲ ሰብ ርእሲ ምቅያር ዝልዓለ ዓቅሚ ስለ ዘለዎ እዩ፡፡

ሓመድ ንምድርና ሸፊኑ ዝርከብ ዓውደ ኣካል እዩ፡፡ ሓመድ ድማ ብዙሕ ዓይነታት ሕብሪ ሒዙ ይርከብ፡፡ ካብቶም ሕብርታት ድማ ቀይሕ ሓመድ ፣ ፀሊም ሓመድ፣ ብጫ ሓመድ ወ ዘ ተ

ማሕረሻ ካብቶም ንሕርሻ ዝጠቕሙና መሳርሕታት ሓደ እዩ፡፡ እዚ ድማ ሓፂን ካብ ሓፂን ዝስራሕ ነገር እዩ፡፡ ሓፂን ብምምራት ንሰርሖ መሳርሒ እዩ፡፡

ኣዶ ሓንቲ ኣባል ስድራ ኮይና ርህርህቲ፣ ቦቕባቕ፣ ብደቃ ዘየኽእላ ሓብሓቢት ስድራ እያ፡፡ ኣዶ ድማ ብሃገር ክትምሰል ወይ ድማ ክትውከል ትኽእል እያ፡፡

ግልጋሎት ማይ ኣብነት መሰርታዊ ልምዓት እዩ። ግልጋሎት ማይ ብዙሕ ኣብ ትግራይና ግልጋሎት ማይ ቡዙሕ ስራሕቲ ኣናሰርሐ ይርከብ። ኣብነት ድማ ንህዝቢ ግቡእን ፀፉፍን ዝኾነ ማይ ብመልክዕ ቱቦታት እናዘርግሑ ይርከቡ።

ከባቢያዊ ሳይነስ ካብቶም ዓይነታት ትምህርት ሓደ እዩ፡፡ እዚ ድማ ኣብ ተፈጥሮ ሳይነሰ ይምደብ፡፡ ከባቢ ሳይነሰ ኣብ ፅርየትን ጥዕና ከባቢ ኣትኩሩ ዝሰርሕ ዓይነት ትምህርት እዩ፡፡

ባሻይ አዉዓሎም ትግራይ ካብ ትኮርዐሎም ተፈለጥቲ ሰባት ሓደ እዪ። ባሻይ አዉዓሎም ብፍላይ ድማ ኣብ ኩናት ዓድዋ አብ ዝነበረ ብዉህሉል ዝኮነ ስለላ ዝፍለጥ ተፈላጢ ሰብ እዪ ።

ካብ ኣትክልትን ኣሕምልትን ሓደ ብርጭቕ ክንወስድ ንክእል ኢና። ብርጭቕ ንሰውነትና ብዙሓት ረብሓታት ኣለውዎም፡፡ ካብኣቶም ድማ ውሑድ ማይ እንድሕር እንተሃልዩና ኣብ ሰውነትና ማይ ክውስኸልና ይገብር፡፡

ሻሂ ካብቶም ዉዕያት መስተታት ሓደ እዪ። ሻሂ ድማ ብበራድ ክነፍልሖ ንኽእል ኢና፣ ሻሂ ብዙሕ ዓይነት ሕብሪ ይሕዝ፣ እቲ ሕብሪ ንሱ ድማ በቲ ዘእተናሉ ቅመም ይዉሰን ።

ኣብ ትግራይና ብቲ ኣጋጢሙ ዘሎ ቅልውላው ብዙሓት ወገናት ናብ ዝተፈላለዩ ከባብታት ተሰዲዶም ይርከቡ ።ነዚ እዩ ድማ ስደት ሕማቅንን ቀታሊ ሰብ ብምኳኑ ብዙሕ ግዜ ንሰምዕ።

ናይ ገዛን ቢሮ አቁሑትን አብነት ቢሮ ክነልዕል ንክእል ኢና። ቢሮ ንመፅሓፊ እንጥቀመሉ እዩ። ቢሮ ዝተፈላለዩ ጥቅምታት አለዎ። ከም አብነት አብ ደፍተር ክንፅሕፍ ንክእል ወይ ካሊእ ነገር ከም መዘክር ኮይኑ።

ናይ ኣኽሱም ሓወልቲ ካፍቶም ውፅኢት ናይ ኣርክተክቸር ዝኾኑ እዮም፡፡ ምኽንያቱ ድማ ብፅቡቅ ቅዲ ዝተቀረፁን ደው ኢሎም ዝርከቡን ሓወልትታት እዮም፡፡

ወረቀት ካብቶም ፅሕፈት መሳሪሒ እንብሎም ሓደ እዩ። ወረቀት ቡዙሕ ጥቅሚ ዘለዎ መዘክር ፣ዝተዓዘብናዮ ነገር ኣብ ቀረቀት ንክንፅሕፍ እንጥቀመሉ።

ጣብያ ፖሊስ ካብቶም መሰረታዊ ግልጋሎት ሓደ ኮይኑ ንህዝቢ ድማ ብዙሕ ጠቐሜታ ካብቶም ዝህቦም ጥቕምታት ድማ ንገበኛታት ብምሓዝ ሒዙ ድማ ብደንቢ ብስርዓት ብምእራም ካብ ገበኖም ተማሂሮም ከወፁ ይገብር።

ደርፊ ሓደ መግለፂ ናይ ሓደ ህዝቢ መንነቱ መግለጺ ፣ባህሉ እዩ። ብደርፊ ኣቢልና ብዙሕ መልእኽቲ ክነሕልፍ ንኽእል። ሓደ ማሕበረሰብ ዝተፈላለየ ዓይነት ደርፊ ክደርፍ ይኽእል እዩ።

ቀለበት ብክልቲኡ ፆታ ማለት እውን ደቂ ተባዕትዮን ደቂ ኣንስትዮን ዝግበር ዓይነት መጋየፂ እዩ። እዚ መጋየፂ እዚ ከዓ ካብ ሓፂን ካብ ብሪ ይስራሕ።

ሆስፖታል ሆስፒታል ካብቶም መሰረታዊ ግልጋሎት እንብሎም ሓደ ሆስፒታል ክንወስድ ንክእል ኢና፡፡ ሆስፒታል ሓደ ሰብ ሓሚሙ ከይዱ ዝሕከመሉ ፅቡቅ ግልጋሎት ዝህብ ንወዲሰብ ጥዕና ክህልዎን ዝገብር እዩ፡፡

ኣብ ትግራይ ካብ ዝርከቡ መስሕብ ቱርዝም ሓደ ገዳም ደብረ ዳሞ እዩ። ገዳም ደብረ ዳሞ ከተማ ዓዲ ግራት ንእሽተይ ኪሎ ሚትር ርሕቁ ዝርከብ ታሪካዊ ገዳም እዩ። እዚ ገዳም እዚ ብብዛሓት መስሕብ ሓወፅቲ ድማ እዳተሓወፀ ይርከብ።

ሓንቲ ሃገር ክተማልኦም ዝግበኦም እቲ ቀንዲ እንተሃለወ ሕብረተ ሰብ እዩ፡፡ ምክንያቱ ሕብረተ ሰብ እንተዘይሃልዩ ሃገር የላን ስለዝኮነ፣ ኣብ ሕብረተ ሰብ ፅቡቅን ሕማቅን ስነምግባር ይርከቡ፡፡

ምንድብድብ ትብል መፅሓፍ ኣብ ቀረባ እዋን ዝተመረቐት ዓይነት መፅሓፍ እያ፡፡ እዛ መፅሓፍ እዚኣ ኣብ ሓቀኛ ታሪኽ ተጋዳላይ ትግራይ ተደሪኻ ዝተፃሓፈት እያ፡፡

ሳዱላ ካብቶም መመላኪዒ እንብሎም እንብሎ ሓደ እንትከውን ኣብ ኢድ ጥራሕ እንገብሮ መመላኪዒ እዩ፡፡ እዚ ድማ ምስ ሒና ኣፈላላይ ኣለዎ፡፡ ሕና ኣብ ኢድን እግርን ዝግበር እንትከውን ሳዱላ ግን ኣብ ኢድ ጥራሕ ዝግበር ምኳኑ ፉሉይ ይገብሮ፡፡

ካሮት ኣብነት ኣትክልቲ ካፍቶም ኣብነታት ኣትክልቲ ሓደ እዩ፡፡ ካብ ካሮት ብዙሕ ጥቕሚ ንረክብ ንኽእል፡፡ ኣብነት ድማ ካሮት ምብላዕ ዓይነ ስውርነት ክከላኸለልና ይኽእል እዩ፡፡

ህዝባዊ ወያነ ሓርነት ወይ ድማ ህወሓት ካብ ቀደም ኣትሒዙ ምስ ህዝቢ ትግራይ ዘይነፃፀል ውድብ ፖለቲካ እዩ። እዚ ድማ ህዝቢ ትግራይ ብጣዕሚ እዩ ዝፈትዎ።

ኣብዚ ሕዚ እዋን ኣብ ትግራይ ኣጋጢሙ ዘሎ ፖለቲካዊ ፍሕፍሕ ናብ ስደትን ናብ ጭንቅን መከራን ኣቃሊዕዎም ይርከብ፡፡ እዚ ፖለቲካ እንተዘይተፈቲሑ ናብ ሕማቕ መንገዲ ይኸይድ ከምዘሎ ተሓቢሩ፡፡

ፀባ ካብቶም ጥዑማት መስተታት ሓደ እዩ። ፀባ ፃዕዳ ሕብሪ ኣለዎ። ፀባ ካብ ላሕሚ እንረክቦ ፀባ ብምስታይና ብዙሕ ስነ ማዓዛ ድማ ክንረክብ ንክእል።

ቁኖ አብነት መጋየፅን መመላኽዕን እዪ። ቁኖ ብደቂ አንስትዮ ዝቁነን እዪ። ቁኖ መብዛሕቲኡ ግዜ አብ እዋን ሓጎስ ዝቁነን እዪ።

ሰደት ብዝተፈላለዪ ምክንያትሓደ ሰብ ክስደድ ይኽእል እዩ። ከም ኣብነት ድማ ተፈጥሮአዊ ክኾን ይኽእል ፣ሰብ ሰራሕ ክኾን ይኽእል፣ ብተፈጥሮአዊ ክንብል ከለና ብድርቂ ፣ብጥሜት ፣ ሰብ ሰራሕ ከዓ ብ ኩናት ዘስዐቦ ናብ ዝተፈላለየ ሃገራት ካብ ክልል ናብ ክልል ሓደ ሰብ....

ኣብ ውሽጢ ሓደ ሕ/ሰብ ምትሕግጋዝ ክህሉ ንቡር እዩ፡፡ ምኽንያቱ ኣብ ውሽጢ ሓደ ሕ/ሰብ ፅቡቕን ሕማቕን የጋጥም ከም ኣብነት መርዓን ሓዘንን ኣብ ከምኦም ዝበሉ በዓላት እናተሓጋገዘ ባህሉ ከማዕብል ይግባእ፡፡

ሽሮ ካብቶም ሓደ ባህላዊ ምግብታት እንብሎ ሓደ እዩ፡፡ እዚ ድማ ከም መግለፂ ኢትዮጵያዊነትናን መኹርዒናን መሓበኒናን ዝኾነ ዓይነት ምግቢ እዩ፡፡

ኩትቻ ካብቶም መጋየፂታት እንብሎም ሓደ እዩ። ኩትቻ ኣብ እዝንና ዝግበር እንትኸውን መብዛሕቲኡ ግዜ ኣብ ገጠር ዘለዋ ኣዴታትና ዝገብርኦ መጋየፂ እዩ።

ማዕፆ ካብቶም ህንፃ ዉፂኢት ህንፃ ስራሕቲ እዩ፡፡ ማዕፆ ካብ ሓፂን ካብ ዕንጨይቲ ድማ ክስራሕ ይኽእል። ማዕፆ ንምእታዉን ንምውፃን ድማ የገልግለና።

ኣብ ትግራይ ብዙሓት ፖለቲከኛታት በብእዋኑ ይመፁ ኔይሮም። ካብቶም ዝመፁ ዝነበሩ ፖለቲከኛታት ሓደ መ/ር ገ/ኪዳን ይባሃል። ይኹን ደኣምበር ብዘሕዝን ኩነታት መ/ር ገ/ኪዳን ኣብ ቀረባ ብዝሓደሮም ሕማም መይቶም ተረኺቦም እዮም።

ጥሕሎ ኣብ ከባቢ ትግራይ ፍሉይ ሽሙ ዓዲ ግራት ኣብ ዝተባህለ ቦታ ዝቕረብ ምግቢ እዩ፡፡ እዚ ድማ ፍሉይ መቐረትን መዓዛን ኣለዎ፡፡

ደመካሴ እናበልና እንፅውዖ ሓደ ባህላዊ ሕክምና አለና:: እዚ ኣዴታትና ቆልዑት እንትሓሙወን ቅድሚ ናብ ሕክምና ምካድ እዚ ቆፅሊ እዙይ ገይረን ነቲ ቆልዓ የብልዕኦ።

ፖለቲካ ንፅቡቅ እንተጠቂምናሉ ንሓንቲ ሃገር ዝለዓለ ውፅኢት ከልማዓ ይኸእል እዩ፡፡ ከምዚ ናይ ቀዳማይ መኒስትር መለስ ዘይናዊ ዝነበረሉ እዋን ማለት እዩ፡፡ ቀዳማይ ሚኒስትር መለስ ዘይናዊ ሳላ ፅቡቕ ፖለቲካዊ ኣመራርሕኡ ሃገርና ማዕቢላ እያ፡፡

መብዛሕቲኡ ግዜ ኣብ ትግራይ ጎንፂ ወይድማ ኩናት እንትለዓል ህዝብና ክስደዱ ከለው ናብ ሃገረ ሱዳን እዩ። ሃገረ ሱዳን ንህዝቢ ትግራይ ብዙሕ ውዕለታ ዝገበረት ሃገር እያ።

ቃርሳ ካብቶም ዓይነታት ስፖርት ሓደ ኾይኑ መብዛሕትኡ ግዜ ብደቂ ተባዕትዮ ኣሕዋትና ዝፅወት ዓይነት ፀወታ እዩ፡፡ ቃርሳ ሓንቲ ክምብልብሎ እምኒ ትመስል ብዕንጨይቲ ብምውቃዕ ድማ ይጭወት፡፡

ሒና ካፍቶም መመላክዒ እንብሎም ነገራት ሓደ እንትኾውን ኣብ ኢድናን እግርናን ዝግበር መመላኽዒ እዩ። ሒና ብፍላይ ድማ ኣብ ገጠር ዘለዋ ኣዴታትና ዝገብረኦ መመላኽዒ እዩ።

መደርደር ኣቑሑ ኣብነት ናይ ገዛ ኣቑሑ እዩ፡፡ መደርደሪ ኣቑሑ ቡዙሕ ጥቅሚታት ኣለዎ። ኣብ ጥቅምታት ድማ ኣቑሕትና ተባታቲኖም ዝነበሩ ኣቑሑ ናብ ሐደ ብምእካብ ነቲ ገዛ ፉሉይ ማዓርግ ይህቦ።

ሳዕስዒት ካፍቶም ሓደ ካፍቶም መግለፂታት ባህሊ እንብሎም ኣብ ቅድሚት ዝስራዕ ሳዕስዒት ከከም መልክዕና ከከም ባህሉ ድማ ይፈላለ እዩ፡፡

ካብቶም እንሕበነሎም ሓደ ባህሊ ምትሕግጋዝና እዩ፡፡ ኣብ ትግራይና ባህሊ ምትሕግጋዝ ፍሉጥን መግለፂ ትግራውነትናን ዝኾነ ክቡር ባህልና እዩ፡፡

ካብ እፅዋት ቡዙሕ ጥቅሚ ንረክብ ።ከም ኣብነት ድማ ፅሩይ ኣየር ንረክብ፤ ሓደጋ ባርዕ ንከይላዓል፤ ብርሰት ኣግራብ እቶም እፅዋት ከየብረስና ድማ

ሆሬየ ኣብ ከባቢና ሰባት ባዕሎም ዝሰርሕዎ ዕቋር ማይ እዩ። ሆሬየ ካብ ቀላይ ዝፍለዮ ቀላይ ተፈጥራዊ እንትኸውን ሆሬየ ግን ሰብ ስራሕ ኣብ ከባቢና ዝርከብ ምኳኑ እዩ።

ግልጋሎት ኤሌክትሪክ ካብቶም ቅድሚት ዝስርዑ ኣብነት መሰራታዊ ልምዓት እዩ፡፡ ግልጋሎት ኤሌትሪክ ንህዝብና ብዙሕ ጥቕሚ እናሃበ ይርከብ፡፡ ፅፉፉን ቅልጡፉን ዝኾነ ንሕብረተሰብና ኤሌትሪክን ብዝግባእ ንክበፅሖ ድማ ዓብይ እጃም የበርክተልና ኣሎ፡፡

ማንጎ ካብቶም እፅዋት እንብሎም ሓደ እዩ፡፡ ምክንያቱ ድማ ጉንዲ ዘለዎን ብዙሓት ጨንፈራት ብምውፃእ ድማ ኣብቶም ኣብ ጨንፈሩ ቆፅልታት ክሕዝ ስለ ዝክእል ካብቶም እፅዋት እንብሎም ሓደ እዩ፡፡

መምህር ካብቶም ክቡራት እንብሎም ዓውደ ስራሕቲ ወይ ድማ ስራሕ ሓደ እዩ፡፡ መምህር ክቡር ከብሎ ዝኸኣለ ድማ ናይ ኩሎም ሞያታት ኣቦ ስለ ዝኾነ ኩሎም ሞያታት በዚ መምህርነት ስለ ዝወፁ እዩ፡፡

መስኮተ ብርሃን ብዙሕ ሓበሬታ ናብ ህዝቢ ንክበፅሕ ትገብር፡፡ እዚኣ ድማ ካብቶም ኤለክትሮኒክስ እንብሎም ሓንቲ እያ፡፡ ብመስኮተ ብርሃን ኣቢልና ብዙሓት ሓበሬታታት ናይ ዓለም ዘሎ ኩነታት ክንረክብ ንኽእል፡፡

ኣብ ገለገለ ከባቢ ሽራኽ ኣብ ገለገለ ድማ ሳእኒ ብምባል ዝፅዋዕ ካብ ዓይነታት ጫማ ሓደ እንትኸውን ካብ እግሪ ጎማ ዝስራሕ ዓይነት ጫማ እዩ፡፡ መብዛሕትኡ ድማ ኣብ ገጠር ዘሎ ማ/ሰብና ዝገብሮ ዓይነት ጫማ እዩ፡፡

ካራ ካብቶም ማሽናት እንብሎም ሓደ እዩ። ካራ ንዓና ብዙሕ ጥቅሚ ክህበና ይኽእል። ካብቶም ብዙሕ ጥቅምታት ድማ ሓደ ነገራት ንምሕራድ ንምቑራፅ እዩ።

ዕንቊ ካብቶም መጋየፂ ንብሎም ሓደ እንትኸዉን አብ ከባቢ ክሳድና ዝግበር እዩ። መብዛሕትኡ ግዜ ዕንቊ ደቂ ኣንስትዮ ዝገብረኦ መጋየፂ እዩ ።

ኮረመለ - ኮረመለ ኣብ ሱፐርማርኬት ካብ ንርክቦም ኣቁሑት ሓደ እዩ። ኮረመለ ፅቡቁን ምቀሩን ዝኮነ ጣዕሚ ዘለዎ ኣቅሓ እዩ።

ደርሆ ካብቶም ናይ ገዛ ንብሎም እንስሳት ሓንቲ እያ። ደርሆ ብዙሕ ጥቕሚ ትህብ እንቋቁሖ ብምውዳቕ፣ ብመልክዕ ስጋ ብምሕራድ ድማ ንስጋ ክትውዕል ትክእል እያ።

ኣዴታትና ዋላደኣ ኣይመሃራ እምበር መግለፂ ብልሓተን ዘርእዩና ግን ብዙሓት ነገራት ኣለው፡፡ ካብኣቶም ድማ እንድሕር ቆልዓ ሓሚሙወን ተቀዳዲመን ቅድሚ ሕክምና ምኻደን ብባህላዊ ሕክምና ኣቢለን እየን ዝሕክምኦ።

ኣብ ቀረባ እዋን ካብ ዝወፃ ዜና ኣውታር ሓንቲ ደደቢት ሚድያ እያ፡፡ ደደቢት ብዶክተር ሃይለ ኣረፋይነ ትምራሕ ሚድያ ኾይና ህዝባ ማእኸል ገይራ ትሰርሕ ሚድያ እያ፡፡

ሓደ ማሕበረሰብ ማሕበረሰብ ተባሂሉ ንክፅዋዕ ካብ ዝገብሩዎ ነገራት ሓደ ታሪኽ እዩ:: ታሪኽ ሓደ ማሕበረሰብ ክፈልጦ ካብ ዝግብኡ ነገራት ሓደ እዩ:: ምኽንያቱ ታሪኹን መንነቱን ዘይፈልጥ ማሕበረሰብ ትርጉም ስለ ዘይብሉ እዩ።

ዙርያ ካብቶም ባህላዊ ክዳን እንብሎ ሓደ እንትኸውን ምስ ጥልፊ ድማ ኣፈላላይ ኣለዎ፡፡ ጥልፊ ዝጥለፍ እንትኸውን ጥልፊ መርፍእን ክርን ጌርና እንጠልፎ ንኸውን፡፡ እቲ ግና ገበር ወይ ድማ ሕድያት ኢና ነጥብቐሉ፡፡

ገዛ ንምስራሕ ካብ ዝጠቅሙና ባእታታት ሓደ ሑፃ እዩ ሑፃ ማይ ናይ ምፅዋር ዓቅሙ ብጣዕሚ ዝተሓተ እዩ ሑፃ ድማ ካብ'ቶም ዓይነታት ሓመድ ሓደ እዩ ።

ጎጆ ካፍቶም ባህላዊ ገዛውቲ እንብሎም ሓደ ኮይኑ ኣብ ከባቢ ገጠር ድማ ልሙድ ዝኾነ ዓይነት ገዛ እዩ፡፡ እዚ ዓይነት ገዛ ካብ ሳዕሪ ዝስራሕ ገዛ እዩ፡፡

ህዝቢ ትግራይ ኣብ ፀገም ኣብ ኩናት እናሃለወ ዜና ዝሰምዕ ዝነበረ ካብ ሓንቲ ሚድያ እያ እታ ሚድያ ንሳ ድማ ትግራይ ሚድያ ሃውስ ትባሃል፡፡ ትግራይ ሚድያ ሃውስ ብዲስፖራ ኣሕዋትና ዝተመስረተት ዓይነት ቲቪ እያ፡፡

ብርዒ ብዙሓት ዓይነት ሕብሪ ኣለዎም። ካብኣቶም ድማ ቀይሕ ብርዒ፣ ፀሊም ብርዒ ፣ሰማያዊ ብርዒ ፣ቆፃል ብርዒ ኮታስ ብዙሓት ዓይነታት ብርዒ ኣብ ዕዳጋ ቀሪቦሙልና ይርከቡ።

ጋሪ ካብቶም ተሽከርከርቲ ሓንቲ እንትኸውን እዚ ድማ ሓንቲ ፈረስ ወይ ድማ ኣድጊ ብቕድሚት ብምምራሕ ብድሕሪኣ ሓደ ተጐታቲ ገይርና ክንሰርሓ ንኽእል ኢና፡፡

ዛላታት ምስራሕ ካብቲ መሰረታዊ ልምዓት ሓደ እዩ፡፡ ዛላታት ምስራሕ ኣብ ሓደ ከባቢ ህዝቢ ተሓባቢሩ ተኽልታት ብውሕጁ ንኸይጉሕጒሑ ዝግበር ተግባር እዩ፡፡

አማርኛ ካብ ዓይነታት ትምህርቲ ሓደ እዩ። ከም ዝፍለጥ አማርኛ ሃገራዊ ቋንቋ እዩ። ንዕዑ እዩ ድማ አብ ኢትዮጵያ ሙሉእ ተምሃሮ ከም ሓደ ዓይነት ትምህርቲ ንክወስዱዎ ዝግበር።

ቃላይ ካብቶም ብተፈጥሮ እንዕደሎም ሃብትታት ሓደ እዩ። ቃላይ ማለት ሓደ ዝተኣከበ ማይ ወይ ድማ ዝተዓቖረ ማይ እዩ። ቃላይ ክውሕዝ ኣይኽእን።

ወርቂ ካብቶም መጋየፅታት ሓደ እዩ፡፡ ወርቂ ኽባር እዮ፡፡ ወርቂ ኣብ ከባቢ እዝኒን ክሳድን ድማ ይግበር። ወርቂ መብዛሕትኡ ጊዜ ብደቂ ኣንስትዮ ዝግበር ዓይነት መጋየፂ እዩ፡፡

ፖሊስ ካብቶም ሕጊ አክበርቲ ሓደ እዩ። ፖሊስ ድማ ንሓንቲ ሃገር ዓብዪ ጥቅሚ ይህብ። ካብአቶም ድማ ገበነኛ ብምሓዝ ናብ ቤት ፍርዲ ምቅራብ እቲ ቀንዲ ስርሑ እዩ።

ሱፍ ኣብ እዋን መርዓ ብደቂ ተባዕትዮ ብዝግበር ዓይነት ክዳን እዩ። ሱፍ መብዛሕትኡ ግዜ ፀሊም ሕብሪ ኣለዎ ይኹን ደኣ እምበር በቢ ከባቢኡ ዝተፈላለየ ዓይነት ሕብሪ ሱፍ ትረክብ ኢኻ።

ህዝቢ ትግራይ ከም ህዝቢ ኣብ ዝሓለፉ ዓመታት ብዙሓት ታሪክ እናፈፀመ ዝነበረን ዘሎን ጅግና ዝኾነ ብርቱዕ ህዝቢ እዩ፡፡

ዕዳጋ ካቶም ምትዕድዳግ ዝግበረሎም ቦታ ሓደ እዩ ። ዕደጋ ግፍሕ ዝበለ ቦታ ብምሽፍን አብኡ ብዙሕ ነገር ንምትዕድዳግ ይውዕሉ።

ሕንቆ መስቀል ካፍቶም ዓይነታት መጋየፂ ሓደ ኾይኑ መዛሕትኡ ግዘ አብ ከባብታት ትግራይ አብ እዋን አሸንዳ ደቂ አንስትዮ ዝ ዝመ ዝጋየፃሉ መጋየፂ እዩ።

ማሽናት ንደቂ ሰባት ስራሕቶም ንምቅላል ካብ ፃዕሪን ካብ ካለእ ነገርን ንምድሓን ተባሂሎም ዝተፈጠሩ እዮም፡፡ ማሽናት ዝፈጠርዎም ድማ ቡዙሓት ሰባት ኣለዉ፡፡ ካብኣቶም ኣልበር ኣንስታይን ክንጠቅስ ንክእል፡፡

ሃይማኖት ክርስትና ናይ ባዕሉ ዝኮነ መለለይ መንነነት ኣለዎ። ካብቶም መለለይ ድማ ሓደ ሰብ መስቀል እንተድሕር ኣብ ክሳዱ ኣሲሩ ሃይማኖቱ ክርስትና ወይ ድማ እምነቱ ክርስትና ተከታሊ ማለት እዩ።

ብማሕበራዊ ሚድያ ኣቢልና ብዙሕ ሓበሬታ ክንረክብ ንኽእል። ኮታስ ሃገራዊ ፣ክልላዊ ፣ ሃገራዊ ፣ዓለማዊ ዝኾኑ ሓበሬታት ብማሕበራዊ ሚድያ ኣቢልና ኽንረክብ ንኽእል።

ጥልፊ ኣዴታትና ዝገብረኦ ምዑርግ ዝኮነ ባህሊና ኣከዳድናና እዩ። ጥልፊ መብዛሕቲኡ ግዜ ኣብ ባዓላት እንገብሮ እንትከውን ፃዕዳ ሕብሪ ብምህላው ድማ ደስ ባሃሊ ይገብሮ።

ኣዴታት ትግራይ ወረጃታት ኣዴታትና ጥበበኛታት እየን ጥበበኛታት እየን ዘበኒ ዘሎ ድማ ኣብ ኣተሓሕዛ ሓዳረን ኣተሓሕዛ ደቀን ኣተኣላልያ በዓል ቤተን ጀጋኑ እየን ።

ዕንፀይቲ ደረቅ ዓውደ ኣካል እዩ፡፡ ዕንፀይቲ ድማ ካብ ዝተፈላለዩ ነገራት እንረክቦ ካብኣቶም ሓደ ካብ እፅዋት እዩ፡፡ እፅዋት ከይኣብረስና ዕንፀይቲ ክነውዕሎ ንክእል ኢና፡፡

ሜስ ኣብ ትግራይ ኣብ ከባቢ ዓዲ ግራት ወይ ድማ ኣብ ከባቢ ተምቤን ዝስተ መስተ እዩ። ሜስ ካብ መዓር ብምፅራር ዝስራሕ ኣልኮላዊ መስተ እዩ።

ዕትሮ ካብቶም ባህላዊ ናይ ገዛ አቁሑ ሓደ ኮይኑ ውፅኢት ስራሕቲ ሸኽላ ድማ እዩ። ዕትሮ ማይ ብምሓዝ ማይ ካብ ሩባ ንምምፃእ ይጠቕመና። እዚ መብዛሕትኡ ግዜ ኣብ ከባቢ ገጠር ልሙድ ዝኮነ ናይ ገዛ አቅሓ ሓደ እዩ።

ስፖርማርኬት ማለት ዝተፈላለዩ ነገራት ኣብ ሓደ ኣኪቡ ሒዙ ብፅፉፉን ብፅፈት ዘለዎን ኣተዓሻሽጋን ተዓሽጉ ንተገልገልቱ ዘቅብል እንዳሸቀጣሸቀጥ እዩ፡፡

ስእሊ ሓደ ናይ ጥበብ መግለፂ ክኾነና ይኽእል እዩ፡፡ ብስእሊ ኣቢልና ስምዒትና ክንገልፅ ንኽእል፡፡ ብስእሊ ኣቢልና ባህልና ክንገልፅ ንኽእል፡፡ ኮታስ ስእሊ ብዙሕ መልእኽቲ ዋላ ድኣ ኣይዛረብ እምበር ብዙሕ መልእኽቲ ከሕልፍ ዝኽእል እዩ፡፡

ገመድ ዝላ መብዛሕቲኡ ብደቂኣንስትዮ ዝፅወት ፀዋታ ኮይኑ እዚ ድማ ክልተ ደቂኣንስትዮ ሓንቲ ገመድ ብምሓዝ ኣብ ጫፍ ጫፍ ገመድ ሒዘን ኣብ መንጎአን ድማ ብዙሓት ደቂኣንስትዮ ብምእታዉ እናዘለላ ዝጫወትኦ ጨዋታ .....

ሓንቲ ኣብ ምዕባለ ዘላ ሃገር ካብቶም እተሳልጦም ዕማማት ወይ ድማ ስራሕቲ ሓደ መሰረታዊ ልምዓት እዩ፡፡ መሰረታዊ ልምዓት ናይ ሃንቲ ሃገር ዕብየትን መግለፂ ክኸውን ይክእል እዮ፡፡

ካፍቶም ዓይነታት ትምህርቲ ሓደ ሂስትሪ እዩ። ሂስትሪ ወይ ድማ ታሪኽ ኣብ ናይ ዓለም ናይ ሃገራዊ ና ክልላዊ ታሪኻት መሰረት ጌሩ ዝተሰነደ መፅሓፍ እዩ ።

ኢ/ያ ካብቶም ካብ ወፃኢ ሃገር ወይ ድማ ካብ ካልኦት ጎረባብቲ ኣህጉርና ካብ እተምፅኦም መሳርሒ ሓደ ውግእ እዩ፡፡

መስተ ኣብ ክልተ ይምቀል ልሱሉስ መስተ እና ኣልኮላዊ መስተ ኢልና ኣብ ክልተ ከፊልና ክንሪኦ ንክእል ልሱሉስ መስተ ማለት ዝጓዳእ ነገር ዘይብሉ እንትኮዉን ኣልኮላዊ መስተ ድማ ከምቲ ሽሙ ኣልኮል ዝተሓወሶ እዩ።

ብርዚ ካብቶም ዓይነታት ባህላዊ መስተ ሓደ እዩ፡፡ እዚ መብዛሕትኡ ግዜ ብተኸተልቲ እምነት እስልምና ዝስተ ዓይነት መስተ እዩ፡፡ እዚ ዓይነት መስተ ካብ መዓር ይስራሕ፡፡

መስቀል ሓደ ኣርማ ወይ ድማ ምልክት ወዲ ሰብ እዩ፡፡ መስቀል ብተኸተልቲ እምነት ክርስትና ዝግበር ዓይነት ኣርማ ድማ እዩ፡፡

መቐነት ካብቶም መጋየፅታት ናይ ትግራይ ሓደ ኮይኑ ኣብ ሕቖካ ሸጥ ንምባል ኣብ እዋን ኣሸንዳ ምስትኸድኖ ኸዳን መኣርግ ሃልይዎ እትገብሮም ዝሕግዘና እዩ።

መሰረታዊ ግልጋሎት ንወድሰብ ስራሕ ዕድል ይፈጥራ፡፡ እዚ ድማ ካፍተን መሰረታዊ ግልጋሎት ዝተብሃላ ሰባት ብምቑፃር ክፍሊት ስለዝኸፍላ ብኡኡ እዩ ስራሕ ዕድል ዝፈጥራ።

ሃይማኖት ክርስትና ኣብ ዓለም ብዙሓት ተኸተልቲ ዘለውዎ ሃይማኖት እዩ። እዚ ድማ ናይ መጀ ናይ መፈለምታን ጥንታውን ሃይማኖት ብምባል ድማ ይፍለጥ።

ፋሽን ሓደ ሓደ ሰብ ስርዓት ጥዑይ ስርዓት ዝኮነ ኣካዳድና ከህልዎ ይገብር። እዚ ዲማ በቲ ማሕብረሰብ ምዕሩግ ኮይኑ ንኽረእ ፅቡቕ ገፅታት ንኽህልዎ ይገብር፡፡ ኣብነት ካዓ ክዳን።